ነዋሕቲ ካብ ዕንጨይቲ ዝተሰርሑ መደርደሪ መጻሕፍቲ ኣለዉ፣ እቶም መደርደሪታት ድማ ብዝተፈላለዩ መጻሕፍቲ ዝተመልኡ እዮም። እቲ ቦታ ቤተ መጻሕፍቲ ወይ ድኳን መጻሕፍቲ ይመስል። እቲ መሬት ግራጭ ኮይኑ፡ ብጸጋም መንበር ይርአ።

እሰይ ደስ በሃሊ ጉዕ በርበረ ተክሊ አብ ሰማያዊ ሕብሪ ድሕረ ባይታ ትርከብ፡፡ እዛ ጉዕ በርበረ ተክሊ ሓንቲ ቀይሕ ሕብሪ ዘለዋን ቆፃል ሕብሪ ዘለዋን ፍረ አውፂአ ትርከብ፡፡

ሓደ ቀይሕ ሸሪጥን ቆቢዕን፣ ፀሊም ከናቲራን ስረን ዝገበረ ሰብአይ ቀይሕ፣ ፃዕዳን ብጫን ሕብሪ ዘለዎ ፈረስ ተሰቂሉ ባንዴራ ትግራይ ብበትሪ ሒዙ እናጋለበ ብፃዕዳ ሓመድ ዘለዎ ቦታ ይርከብ፡፡ አብ ፈረስ ረመፅ ዝብል ብፃዕዳ ተፃሒፉ አብ ቀይሕ ሕብሪ ይርከብ፡፡

ንዝሓዘቶ ቀለም እንዳተሽከርከረት ንመንደቅ ትቕልም ፅብቕቲ ናይ ኢድ መሳርሒ ትርአ ኣላ፡፡ ኣብ ከባቢኹም እዛ ናይ መቐለሚ መሳርሒ ሽማ እንታይ እናተባህለት ትፅዋዕ?

ዝተፈላለያ ዓይነት መካኪን አብ ማእከል ከተማ ስፓልት ቦታ ይርከባ፡፡ ንአብነት ቀያሕ፣ ብጫን ሓመኩሽታይን ሕብሪ ዘለወን መካኪን ገሊአን ጠጠው ኢለን ገሊአን ከዓ እንዳተሽከርከራ ይርከባ፡፡ ብጫ ሕብሪ ዘለዎን ግሪደላት እውን ሓመድ እናገሓጣ ናብ ናይ ጽዕነት መካይን ይመልአ አለዋ፡፡

ዘመናዊ ናይ ቤት ጽሕፈት ፍርናሽ ስርዓት። እዚ ፍርናሽ እዚ ሓያሎ ሰባት (ምናልባት ሽዱሽተ) ብሓባር ክሰርሑ ዘኽእሎም ክፉት ፕላን ዘለዎ ናይ ቤት ጽሕፈት ዲዛይን ኣለዎ። ካብ ዕንጨይቲ ሕብሪን ፍኹስ ዝበለ ግራጭን ንብረት ዝተሰርሐ እዩ።

ብማሽን ዝፈሪ ቡልኬት ብበዝሒ ኣሎ ። ቡሉኬት ካብ ሓሸዋ፣ ስሚንቶ ፣ ዜሮ ፀፀርን ይስራሕ ። ቡልኬት ንምታይ ከምዝጠቅመና እስኪ ግለፁ ?

ማይ ዝፀዓነት ጋሪ ብኣድጊ ትጉተት ኣላ፡፡ ብኣብዝሓ ጋሪ ብፈረስን በቕልን እዩ ዝጉተት፡፡ ኣብዚ ድኣ እንታይ ኮይኖም እዮም ብኣድጊ ዝጐቱ ዘለዉ?

ብዙሓት ሰባት ይወዳደሩ ኣለዉ ካብቶም ዝወዳደሩ ዘለዉ ሰባት እቶም ዘሸነፉ ሰባት ናይ ክልተ ምኢቲ ሺሕ ቅርሺ ተበርኪትሎም ። ስፖንሰር ድማ ሶፊ ማልት እዩ ።

ኣዝዩ ባህላውን ገጠራውን ትርኢት እዩ! ክልተ ዓበይቲ ኣቕሓ ሸኽላ ኣብ ልዕሊ እምኒ ዝተሰርሐ ልዕል ዝበለ መድረኽ ዝተቐመጡ የርኢ። ታሕተዋይ ክፋል እተን መራኽብ ብሓዊ ይጸልመታ።

ኣብ ጻዕዳ መሸማዕ ዝተዓሸገ ብብዝሒ ቀጠልያ ጉዕ ዘርኢ እዩ። ቺሊ ኣብ ምግቢ ኢትዮጵያ ብሰፊሑ ዝጥቀመሉ ኮይኑ ኣብ ምግቢ ከም ቀመም ዓቢ ተራ ኣለዎ። ካብቶም ልሙዳት ኣስማት ቀጠልያ ቺሊ ኣብ ዕዳጋ ዝሽየጡን ኣብ ምግቢ ዝውዕሉን እንታይ እዮም?

ኣብቲ ማእከል ፀሊም ፅርግያ ካብዘለዉዉዎ ንኣን ፈት ደቡብ ዝጓዓዙ ለዙ እቲ ሓደ ወዲ ተባዕታይ ኣብ ኢዱ ዝኾነ ነገር ሒዙ እታ ጓል ኣነስተይቲ ቦርሳ ኩልኩል ኢላ ጎናጎኒ ይጓዓዙ ኣለዉ፡፡ ጉዕዞኦም ኣበይ ይውዳእ?

እዚ ናይ እንስሳታት መውዓሊ ኣዚዩ ደስ ዝብል ሰውሒ ዘለዎ ቦታ እዩ ፡ ዝተፈላለዩ ዓይነት እንስሳታት እንሄዎ እዞም እንስሳታት ኣስማቶም እንታይ እንታይ ይበሃሉ ?

ትርሑት ንምርጋሑ ምችዉ ዝኮነ ጫማ ሓመደዋይ ላዕሉ ታሕቱ ፃዕዳ ቀለም ዘለዎ እዩ። እዚ ጫማ እዙይ እንታይ ተባሂሉ ይፅዋዕ ስሙ ?

እዚ ዝረአ ዘሎ ኣብ ማእከል ጸልማት ኣብ ብርጭቆ ዝቅዳሕ ዘሎ መስተ እዩ። ኣብ ዝተመልአ ብርጭቆ ኩባያ መስተን በረድን ክፈስስ ይረአ ኣሎ።

ኣብ ጻዕዳ ቦርሳታት ዝተዓሸገ ቀጠልያ ቆጽሊ ዘለዎ ንጥረ ነገር ኮይኑ፡ ብሰፊሑ "ገሾ" ተባሂሉ ይፍለጥ። እዚ ኣብ ክልልትግራይ ምብራቕ ኣፍሪካ ዝርከብ ዕዳጋ ገሾ ኮይኑ፡ ፍሩይ ዝሽየጠሉ እዩ። እዚ ጌሾ ብቐንዱ ኣብ ኣየናይ ክልል ኢትዮጵያ እዩ ዝቦቕል?

ፍሉይ ፅባቐ ዘለዎ ቁም ሳጥን፣ ወንበርን ጠረጴዛን ይርአ ኣሎ፡፡ እዚ ንፅባቐ ገዛ ዘለዎ ኣበርክቶ ዓብዪ እዩ፡፡ በዚ ምኽንያት ፅባቕኡ ዝውስኽ ገዛ ርኢኹም ዶ ትፈልጡ?

ኣብዚ መደብ ባህላዊ ክዳን ኢትዮጵያ ዝተኸድነ ሰብኣይ ክሳተፍ ይረአ። ክዳኑ ጻዕዳ ኮይኑ ኣብ የማናይን ጸጋማይን መንኵቡን ኣብ ጫፋት ቅልጽሙን ብሕብራዊ ባህላዊ ጥልፊ ዝተሸፈነ እዩ። እቲ ኣብ ዝረአ ዘሎ ሰብ እንታይ ዓይነት ባህላዊ ክዳን እዩ ተኸዲኑ ዘሎ?

ጠርጣራው ስቡሕ ካብ ናይ ትግራይ ገዳይም ተጋደልቲ ብሉፅ ደራፋይ ሓደ እንትከውን፣ ናይ ገድሊ ደርፍታቱ ብህዝቢ ብጣዕሚ ተፈታዊ ምኳኑ ትፈልጡ ዶ?

ኣብዚ ዝተፈላለዩ ዓይነታት ንምግቢ ዝውዕሉ ማለት ዝብልዑ ፍራ ፍረታት መሊኦም እንኤዉ፡ እዚኣቶም ናይ ኹሎም ሕድሕድ ሽሞም እንታይ እንታይ ይበሃሉ ?

ባህላዊ ኢትዮጵያዊ ክቢ ጎጆ ኣብ ህንጸት ወይ ምሕዳስ ዝርከብ። እቲ ገዛ ብመንደቕ እምንን ፍሬም ዕንጨይትን ዘጠቓለለ ባህላዊ ስነ ህንጻ ኣኽሱማዊ ተጠቒሙ ዝተሃንጸ እዩ። ኣብ ገጠር ብተለምዶ ዝረአ ዓይነት ባህላዊ ገዛ ኢትዮጵያ እንታይ እዩ?

ዓባይ ፊልምብ ዝብል ፊልሚ መምረቲ ትካል ይርአ ኣሎ፡፡ ኣብዚ ሎሚ እዋን ፊልሚ ዘምርቱ በዚሖም እዮም፡፡ እዚ ከ ኣብ ዕብየት ፊልሚ እንታ ኣበርክቶ ይህልዎ?

ራስ ኣሉላ ኣባ ነጋ ዝተባህለ ዓቢ ወተሃደራዊ መራሕን ጅግናን ኢትዮጵያ ዝገልጽ እዩ። ክብርን ሓይልን ቆራጽነትን ዘንጸባርቕ ኮይኑ፡ ንጉሳዊ ኣከዳድናኡ ድማ ልዑል መዓርግ ከምዘለዎ ይሕብር። ታሪክ ራስ ኣሉላ ኣባ ነጋ ንምጽሓፍ ክንደይ መዓልቲ ንወሰደ?

ብጣዕሚ ኣብ ምቾት ዘሎ ህበይ ጭራቱ ዘርጊሑ ንጎኒ ትጠውዩ ደው ኢሉ ኣሎ ። ድሕረ ባይትኡ ድም ከውሒ ዝመስል ኣእማን እዩ ።

ተመሃሮ ቆልዑ ኣብ ዝፈራረሰ ህንፃ ጠጠው ኢሎም ይርአዩ ኣለዉ፡፡ እዚ ኣብ ኲናት ትግራይ ጉድኣት ዝበፅሖ እዩ ዝመስል፡፡ ካብዚ ወፃኢ ብምንታይ ዝፈራረሰ ክኸውን ይኽእል?